አብ እቲ ምስሊ ከም እትሪኢዎ ዘለኩም አብ ሓደ ጥንታዊ ገዛ ዘርኢ ምስሊ እዩ፡፡ እና እዚ ገዛ አበይ ይርከብ?

እዞም አብ ምስሊ ትሪእዎም ዘለኩም መናእሰይ አብ ሓደ ዓብይ ገዛ ኮይኖ ኮምፒውተር እናተጠቀሙ እዮም። እዞም መናእሰይ ኮምፒተር ብምጥቃሞም ብዙሕ ጥቅምታት ይረኽቡ እዮም። እዞም ኮምፒተር ንወድሰብ ዝህብዎ ጥቅሚ እስቲ ግለፁ?

እዚ አብ ምስሊ እትሪኢዎ ዘለኹም ብማዕተብ ዝተጠቕለለ መጋየፂ መስቀል ይበሃል፡፡ እዚ መጋየፂ ሃይማኖት ክርስትና ተኸተልቲ ሰባት አብ ክሳዶም ይአስርዎ ናይዚ መስቀል ትርጉሙ እንታይ ይመስለኩም?

ባህላዊ ሙዚቃ ዝባሃሉ ክራር፣ ጭራ፣ መፋፃ ተጠቒምካ ዝስርሑ ዓይነት ሙዚቃ እዮም፡፡ እቶም ትሪእዎም ዘለኹም ዓይነታት መሳርሒ ሙዚቃ እንታይ ይባሃሉ?

ኣብቲ ምስሊ ትሪእይዎ ዘለኹም ኣብቲ ሓደ ገዛ ናይ ዝተፈላለዩ ምግቢ ዝውዕሉ ዕሹጋት ምግብታት ዝሽወጠሉ ቦታ ዘርኢ ምስሊ እዩ፡፡ እና እዚ ዓይነት ምግቢ እንታይ ይባሃል?

መሰራተዊ ምንቅስቃስ ካብ ዝባሃሉ ሓደ እስፖርት እዩ፡፡ እስፖርት ድማ ብጉያ፣ ብኩዕሶ ዝስራሕ እቲ እትርእይዎ ዘለኩም እንታይ ዓይነት እስፖርታዊ ምንቅስቃስ ይመስለኩም?

እቲ ምስሊ ከም እትሪእዎ ናይ ሓደ ክልል ባንዴራ ዘርኢ ምስሊ እዩ። እና እዚ ዓይነት ባንዴራ ናይ ኣየነይቲ ክልል ዘርኢ ምስሊ እዩ?

ከም እትሪእይዎ ዘለኩም ኣብ ሓደ ናይ ሃይማኖታዊ ቦታ ዝተፈላለየ ቅርፅታትን ዝሓዘ ናይ መላእክቲ የርእየና ኣሎ፡፡ እና ካብዞም ቅርፅታት እትፈልጥዎም እስኪ ጥቀሱ?

እዚ ምስሊ ከም እትሪእዎ ዘለኩም ዝተፈላለዩ ሰባት ናይ ምግቢ ኣቑሑ ንምጥቃም ምግቢ እናሰርሑ ዘርኢ ምስሊ እዩ፡፡ እና እቲ እንሰርሐሉ ዘለና ኣቕሓ እንታይ ይባሃል?

ኣብቲ ምስሊ ከም ዝረኣየኩም ዘሎ ዝተፈላለያ ብዙሓት ኣዶታት ቆልዕትን ብምሓዝ ኣብ ፅሓይ ሰልፊ ሒዘን ዘርኢ ምስሊ እዩ። እና እተን ኣንስቲ እንታይ ዝደልያ ይመስለኩም?

መኪና ካብተን ንወዲ ሰብ ካብ ሓደ ከተማ ናብ ሓደ ከተማ ዘጓዕዛ ሓንቲ እያ፡፡ ኣብቲ ከተማ እተን መኻይን መዕረፊ ቦታ ኣለዎ፡፡ እቲ ቦታ እንታይ ይባሃል?

ኣብ ኸባቢና ቡዙሓት ዓይነታት ተኽልታት ኣለው። ኻብዚኣቶም ኣውሊዕ ሓደ እዩ። እዚ ኣውሊዕ ንወድሰብ ንምንታይ ዓይነት ጥቅሚ ንጥቀመሉ?

እቲ ምስሊ ከም ትሪኢዎ ዘለኹም ኣብ ሓደ ማይ ዘለዎ ቦታ ብዝሕ ዝበለ ሰብ ተኣኪቡ በዓል ጥምቀት ዘኽብር ዘርኢ ምስሊ እዩ፡፡ እና እዚ ምስሊ ኣብ ምንታይ ይመስለኩም?

ኣብ ኢትዮጵያ ቡዙሓት መሰረታዊ ልምዓት ኣለዉ፡፡ ካብ እዚኦም እቶም ገሊኦም ፅቡቛት ዝባሃሉ ህንፃታት ተሰርሖም ግልጋሎት ይህቡ እዞም እትሪእዎም ዘለኩም ኣበይ ይመስለኩም?

ኣብቲ ምስሊ ከም እትሪእዎ ዘለኩም ሓደ ልሙዕ ዝኾነ ቆፅሊ ዕንበባ ዘርኢ ምስሊ እዩ፡፡ እና እዚ ዓንቢቡ ዘሎ ቆፅሊ እንታይ ዓይነት ተክሊ እዩ?

ትወዲ ሰብ ንኸነብር ብዙኃት መሠረተዊ ነገረ ኣየድልዮ ስካዖቶም ከዓ ማሓደ ማይ እዩ ማይ ካብ ስተፈላደዩ ጕምጓታትን ፍሓቲርዋታትን ይርከብ።

ዘበናዊ መጓዓዝያ ንወዲሰብ ካብ ሓደ ቦታ ናብ ሓደ ቦታ ኣብ ሓፂር ግዜ ዘበፅሓ እየን ።ካብኣተን መኪና ሓንቲ እያ። እዛ ትሪእዋ ዘለኹም ዓይነት መኪና እንታይ ዓይነት መኪና እያ?

ተክልታት ከም ወዲ ሰብ ዝተፈላለዩ መልክዕ ይራብሑ እዮም፡፡ ንሳቶም ከዓ ብዕምበባን ብዘይ ዕምበባን ይራብሑ፡፡ ካብቶም ብዕምበባ ዝራብሑ ገሊኦም እዞም እትሪእዎም ዘለኩም እንታይ ይባሃሉ?

እዚ ምስሊ ከምእትርእዎ ዘለኹም ዛንታ ኤርትራ ዝብል መፅሓፍ ብተወሳኪ ድማ ቃል ይሓልፍ ፅሑፍ ይተርፍ እና ዝክሪ ሰማእታት ኤርትራ ዝብል ፅሑፍ ዘለዎ መፅሓፍ ንምንታይ ይውክል ይመስለኩም?

ኣብ እቲ ምስሊ ከም እትርእይዎ ዘለኩም ኣብ ውሽጢ ሓደ ገዛ ዝተፈላለየ ዓይነታት መብራህትን ኮፍ ዝበለ ሰብ ዘለዎን ዘርኢ ምስሊ እዩ። ስለ እዚ ናይ እዚ ዓይነት ገዛ ብምንታይ ዝተሰረሐ ይመስለኩም?

መሳርሕታት ሕርሻ ሓደ ባህላዊ መሳርሒ ኮይኑ ካብ እፅዋት ዝተሰረሐ ብ ኣብዑር ይሕረስ።

ወዲ ሰብ ናብ ዝተፈላለዩ መዝናነዪ ቦታታት ብምኻድ ይዝናነ እዩ ። እቲ ሓደ ኣብ ማይ ከይድካ ምዝንናይ እዩ ። ኣብ ማይ ከይድካ ዝግበር ምዝንናይ እንታይ ይበሃል?

ኣብዚ ምስሊ ከምትሪእዎ ዘለኹም ኣብ ሓደ ከተማ ዝተፈላለዩ ገዛውትን ናይ ሓደ ሃይማኖታውን ዝውክል ምስሊ ይረአየኒ ኣሎ፡፡ እና እዚ ምስሊ ናይምንታይ ሃይማኖት ይውክል?

እዚ እትሪእዎ ዘለኩም ኣብ ሓደ ከተማ ቤት መሸጣ መድሓኒ ኣክሱማዊት ዝብል ፅሑፍ ዘርኢ ምስሊ እዩ፡፡ እና እዚ ፅሑፍ እንታይ ይሕብረና?

እፍቲ ምሰሊ ከም እትሪኢዎ ዘለኹም ናይ ሓደ ውሽጢ ገዛ ወንበርን ናይ ሃመማ መከላኽሊን አቑሑትን ዘርኢ ምስሊ እዩ፡፡ እና እዚ ናይ ሃመማ መከላኸሊ ሽሙ እንታይ ይበሃል?

እዚ ምስሊ ከም ዝረአየኩም ዘሎ አብ ሓደ ሸቀጣ ሸቀጥ ናይ ደቂ አንስትዮ ጫማ ዝሽየጥሉ ቦታ ዘርኢ ምስሊ ኮይኑ እዚ ጫማ ሽሙ እንታይ ይባሃል ?

ኣብ ዝተፈላለዩ ከባቢታት ትግራይ ደቂ ሰባት ዝተፈላለዩ ባህላዊን ክዳውንቲ ተኸዲኖም ንርኢ ኢና። ስለዚ እዚ ዓይነት ኣካዳድና ኣበይ ከባቢ ይኽደኑ?

ኣብቲ ምስሊ ከምትሪእዎ እዞም ናይ ትግራይ ሙዚቀኛታት ውሩያት ዝባሃሉ የሪአና ኣሎ፡፡ እና እዞም ውሩያት እዚኦም ሽሞም ጥቐሱ፡፡

ኣብ ከባቢና ብዙሓት ስፖርታዊ ምቅስቃሳት ንሪኢ ኢና ።ካብዚኣቶም ብሳይክል ዝግበር ምቅስቃስ እንታይ ይበሃል ?

ኣቱር ማርከት ብዙኃት ዓይነታት ዝሳምና ሽወጡ እየም ካኡቶም ከዓ ሓደ ብሪኪና እዩ ብሪኪና ንኽደሙንቲ ኖዘሕ ጸፊ ንሽንቲቤስን ንሕፅብን እንጥቆምኣሉ ዓይነት ሰምና እዩ።

ኣብ እዚ ምስሊ እትርእዎ ዘለኩም ኣብ ሓደ ውሽጢ ገዛ ናይ መናእሰይ መዘናግዒ ብዕንጨይቲ ዝጫወትሉ ዘርኢ ምስሊ እዩ፡፡ እና እዚ ናይ መናእሳይ መጫወቲ ሽሙ እንታይ ይባሃል?

አብዚ ሕዚ እዋን ዝተፈላለዩ አከዳድና ናይ ወፃእን ናይ ዓድን ከም ዘለው ይፍልጥ እዩ፡፡ እዚ እትሪኢዎ ዘለኹም አከዳድና እንታይ ዓይነት አከዳድና ይመስለኩም?

ኣብ እቲ ምስሊ ከም እትሪእዎ ዘለኩም ናይ ባህላዊ ገዛ ምስሊ ዘርኢ እዩ፡፡ እና እዚ ገዛ ብጣዕሚ ሓፂር ኣብ ቆላ ቦታ ዝርከቡ እዮም፡፡ እና ኣበየናይ ቦታ ዝርከብ ይመስለኩም?

ኣትክልትን ኣሕምልትን ካብቶም ንወድሰብ ንምግቢ ዝውዕሉ እዮም። ሰሞም እንታይ ይበሃሉ?

ኣብ ዓድና ዝተፈላለዩ ሃይማኖታዊን ዝተፈላዩ ቅርፃቅርፅን ኣለዉ፡፡ ካብእዚኣቶም እዚ እትሪእዎ ዘለኩም ቅርፂ እንታይ ይባሃል ሽሙ?

እዚ ዝርአየኩም ዘሎ ናይ ኩዕሾ መጫወቲ ሜዳ እዩ፡፡ እሞ ኣብቲ ኩዕሾ መጫወቲ ሜዳ ዘሎ ፃዕዳ ሓፂን እንታይ የመልክተና?

ኣብ ትግራይ ዝተፈላለዩ ሃይማኖታውን ታሪካውን ቦታታት ከምዘለው ዝፍለጥ ኮይኑ፣ እቲ ትሪእዎ ዘለኹም ቦታ ኣበይ ይርከብ ይመስለኩም?

ከምዚ እትሪእዎ ዘመናዊ ዝኾነ ዝተመላኸዐ ገዛ ዘርኢ ምስሊ እዩ። እሞ ከምዚ ዝበለ ዘመናዊ ገዛዉቲ ሪኢኹም ትፈልጡ ደ ?

ኣብቲ ምስሊ ከምዝርኣየኩም ዘሎ ሓምለዋይ ጫካ በረኻ ዘርኢ ምስሊ እዩ። እና ኣብቲ እግሩ ጥንታዊ የጨርቆስ ገዳም ዝብል ናይ ኣማርኛ ፅሑፍ ኣለዎ። እና እዚ ቦታ ኣበይ ምዃኑ ትፈልጥዎ ዶ?

ኣፍቲ ምስሊ ካብ እትርእይዎ ዘለኹም ሓደ ሰብ ባህላዊ መሳርሒ ሙዚቃ እናተፃወተ ዘርኢ ምስሊ እዩ። እና እዚ ባህላዊ መሳርሒ ሙዚቃ ስሙ እንታይ ይብሃል?

ዓድና ዝተፈላለዩ ሃይማኖታት ኣለዉ። ንሳቶም ክዓ ነንባዕሎም ቅርፃ-ቅርፂ ይጥቀሙ። እዚ ትሪእዎ ዘለኹም ናይ ሃይማኖት ክርስትና ቅርፂ እዩ። ስለዚ ሽሙ እንታይ ይብሃል?

ወዲ ሰብ ብዙሕ ፍልጠት ካብ ዝተፈላለዩ ነገራት ይረክብ፡፡ ካብኣቶም ሓደ ሬድዮ፣ ቴለቭዥን፣ መፅሓፍትን ጋዜጣን እዮም፡፡ እዚ እትርእዎ ዘሎኩም ካብኣቶም ኣየናይ እዩ?

ወድሰብ ናብ ዝተፈላለዩ ሓምለዎት ፅሩይ ኣየር ዘለዎም ቦታታት ከይዱ ይዘናጋዕ ንርኢ ኢና፡፡ ንምንታይ ይመስለኩም?

እዚ ኣብ ምስሊ እትርእይዎ ዘለኹም ናይ ሓወልቲ ምስሊን tmh ዝበል ናይ እንግሊዘኛ ቃላትን ዘርኢ ምስሊ እዩ። እና እዚ ሓወልትን እዛ ናይ እንግሊዘኛ ቃላት tmh ትብልን ንምንታይ ይወክል?

እዞም ኣብ ምስሊ ትሪእዎም ዘለኹም ሰባት ኣብ ከባቢ ኣፅቢ ኣከባብራ በዓል ልደት እንዳኽበሩ ዘርእይዎ ዘለዉ ዓይነት ምስሊ እዩ፡፡ እና እዚ ዓይነት ሳዕስዒት እንታይ ይበሃል?

ኣብ ንገዛውትና ብዙሓት ንወዲ ሰብ ካብ ተኽልታት ዝስርሑ ኣቑሑት ንርኢ ኢና። ካብኣቶም ሓደ ወንበር እዩ። እዚ ወንበር እዚ ኣብ ገዛውትና ንምንታይ ንጥቀመሉ?

ምስሊ ከም ዝረአየኩም መናእሰይ ተኣኪቦም ኩዕሾ እናተቀባበሉ ዝፃወትሉ ዘርኢ ምስሊ እዩ፡፡ እና እዛ ኩዕሶ እናተቀባበሉ ዝፃወትሉ ዘለዉ መሳርሒ እንታይ ትባሃል?

ኣብዚ ምስሊ ከም እትርእይዎ ዘለኹም ናይ ሓደ ካብ ዕንጨይትን ካብ እምንን ዝተሰርሐ ናይ መንበሪ ገዛ ዘርኢ ምስሊ እዩ። እና እዚ ዓይነት ገዛ ሽሙ እንታይ ይብሃል?

ኣብ ትግራይ ቡዙሓት ዉሩያት ደረፍቲ ኣለዉ፡፡ ካብ እዚኣቶም ራህየል ሃይለ ሓንቲ እያ፡፡ እዛ ደራፊት ናይ መጀመርያ ደርፋ እንታይ እዩ?

ኣብ ዓድና ዝተፈላለዩ መራከብቲ ሓፋሽ ኣለዉ፡፡ ካብኣቶም ከዓ ሬድዮ፣ ጋዜጣን ቴለቭዥንን እዮም፡፡ እዚ እትሪእዎ ዘለኹም ዓይነት መራከቢ ሓፋሽ እንታይ ይባሃል?

ኣብቲ ምስሊ ከምዝረአየኩም ዘሎ ኣብ ሓደ ሰጣሕ ነገር ብዙሓት መናእሰይ ዘለውዎ እና ሰለስተ ድማ ንጒያ ተዘጋጅዮም ኣለዉ፡፡ እሞ እዚ ቦታ ርኢኹሞ ትፈልጡ ዶ?

ኣብ ከተማታት ዝተፈላለዩ ዓይነታት መጉዓዝያ ኣለው:: ካብኣቶም መኪና ሓንቲ ናይ ሰብ መጓዓዝያ እያ:: እዛ መኪና ንምንታይ ትጉዓዝ ይመስለኩም ?

እስፖርታዊ ምንቅስቃሳት ዝተፈላለዩ መልክዕ ዝስራሕ ስራሕ እዩ፡፡ ካብኣቶም ሓደ ቅልስ፣ ጉያን ኩዕሶን እዮም፡፡ እዚ እትርእይው ዘለኩም ዓይነት ፀወታ እንታይ ይባሃል?

ኣብ ስተፈለለዩ ናይ ሠራሕ ቦታ ገዛወቱ ኣብ ሕድሕድ ገዛ ብዛዕባ እቲ ሠርሕዎ እስተፈለለዩ ጽሕፋት ነር ኢና እዝ ኸዓ ወታኣቓ።

ኣብቲ ምስሊ ከምትርእይወን ባህላዊ ክዳን ዝተኸደና ኣንስቲ ኣብ ውሽጢ ጎማ ባህላዊ ምግቢ እናሰርሓ እየን። እና እዙይ ባህላዊ ምግቢ እንታይ ይበሃል?

ኣብቲ ምስል ከም ትርእይዎ ዘለኩም ዝተፈላላየ ሓይሊ ተክሊታትን ዝራእትን ዝተሸፈነ ቦታ ዝርኢ ምስሊ እዩ። እና ካብቶም ትርእይዎ ዘለኩም ተክሊታት እትፈልጥዎም እስኪ ጥቀሱ?

ሳንስ እት ከምተልኒ ዘለ ናይ ደቃ እነስትዮ እግሪ ናይ ትፍሪ እግሪ መጋየፂ ዘር ምስ እና ብዛ ዓይነርት መጋየፂ ብርእኹን ትፈጡዶ?

ወዲ ሰብ ዝትፈላለዩ ወሃብቲ ግልጋሎት ዝባሃሉ ኣለዉ፡፡ ካብኣቶም ከዓ ሓደ ሕክምና፣ ቤት ት/ቲ እዮም፡፡ እቲ ትርእዎም ዘለኩም እንታይ ይመስለኩም?

ኣብ ቡዙሓት ኣብያተ ቤት ትምሀርትታት ብፍላይ ድማ ኣብ ዩኒቨርስቲ ኣብ ዝተፈላለዩ ህንፃታት ብዛዕባ ሓደ ኮለጅ ዘርኢ ፅሑፍ ንርኢ ኢና። እዚ ዓይነት ፅሑፍ እቲ ኮለጅ እንታይ ምኳኑ ይሕብረና።

ኣብዚ ምስሊ ከምእትሪእዎ ዘለኹም መብዛሕትኡ ግዜ ኣብ ገዛውትና ዝበቊል ዓይነት ተኽሊ ኮይኑ እና እዚ ተኽሊ ወለድና ዝተፈላለየ ጥቕምታት ይጥቀማሉ እየን፡፡ እና ወለድና ንምንታይ ዓይነት ጥቕሚ ዝጥቀማሉ ይመስለኩም?

ወዲ ሰብ እስተፈላለዩ ጽሕፈት መሳርሒ ሊጥቀም እዩ ካብኣቶም ከዓ ሓደ ዝስተፈለለዩ መልከዕ ዘለዎ ቢሮ ፣እርሳስ ይጥቀም እዩ።

ስጵር ማርቄት ዝተፈለለዩ ኣቝሕት ሽወጠሉ መይዕዳ ጋቦታ እዩ ካብኣቶም ሓደ ዝተፈለለዩ ናይ እሽጓት ጸባ ሽወጠሉ እዩ።

ኣብ እንዳ መስተታት ዝተፈላለዩ ኣልኮላውን ልስሉሳትን መስተታት እንትሽየጡ ትሪኡ ኢኹም፡፡ እዞም ትሪእይዎም ዘለኹም መስተታት ከ ክሽየጡ ርኢኹሞም ዶ ትፈልጡ?

ዝተፈላለዩ ስራሕቲ ክወፅኡ ንርኢ ኢና። ብዛዕባ እቶም ስራሕቲ ዝተፃሕፈ ፅሑፍ ድማ መታወቅያ ይባሃል። እዙይ ዓይነት መታወቅያ ብዛዕባ እቲ ስራሕ እንታይነት ዘርኢ እዩ።

እዞም ኣብ ምስሊ እትሪእይዎም ዘለኩም ዕሹጓት መስተታት ሉስሉሳት መስተ ካብ ዝባሃሉ ሓደ እዩም። እዞም መስተታት ንሰውነትና ጠቀምቲ እንብሎም ኮይኖም ሽሞም እንታይ ይባሃሉ?

ኣብ ገዛውትና ዝተፈላለዩ ኣቑሑት፣ ዝተፈላለዩ ነገራት ይጥቕሙና እዮም፡፡ ካብኣቶም ንመብራህቲ ዘገልግለና ዓይነት ኣቕሓ እንታይ ይበሃል፡፡

ኣብ ዝተፈላለዩ ከባቢታት ሓደ ዓይነት ኽዳን ተኸዲኖም ናይ ሕዝቢ ሰላምን ጸጥታን ዘኸብሩ ዓይነት ሰባት እንታይ ይባሃሉ?

ኣብቲ ምስሊ ከም እትርእይዎ ዘለኩም ዝተፈላለየ ቕርፃ ቕርፂ ካብ እምኒ ዝተሃነፀ ምስሊ የርእየና ኣሎ። እና እዞም ቕርፃ ቕርፂ እዚይኦም ኣበየናይ ከባቢ ይርከቡ ይመስለኩም?

ንግዲ ማለት ዝተፈላለዩ ንወዲ ሰብ ዘገልግሉ ንብረት ኣብ ዕዳጋ ምቕራብ ማለት እዩ፡፡ እዚ ትርእይዎ ዘለኹም ንህዝቢ ዘግልግል ዓይነት ንብረት እንታይ ይበሃል?

እቲ ምስሊ ከምቲትሪእዎ ዘለኹም ዝተፈላለዩ ዓይነት ክዳውንትን ዝተፈላለዩ ሕብሪ ዘለዎም ንኽሽየጡ ዝተዘርግሑ ዘርኢ ምስሊ እዩ ።እና ኣፍቶም ዝተዘርግሑ ክዳውንቲ ኣፍቲ ቀረባ ዝንሆ ሽሙ እንታይ ይባሃል?

ኣርማ ናይ ዝኾነ ሰነድ ወይ ድማ ናይ ምልክስን ኮይኑ ናይ ሓደ ነገር መንነት ወይድማ ስም የርእየና።

አብቲ ምሰሊ ከምእትሪእይዎ ዘለኹም ሓደ ሰብአይ አብቲ ጥቃ ፈሳሲ ማይ ኮይኑ ዘርኢ ምስሊ እዩ፡፡ እና አብ ከባቢኹም ከምዚ ዓይነት ፈሳሲ ማይ ንምንታይ ትጥቀምሉ?

እዙይ ከምትርእይዎ ከምዘለኩም ካብቶም ናይ ትግራይ ብልፃት ዝብሃሉ ደረፍቲ ሓደ እዩ። እና ዝደራፊ እዙይ ማቻ ይስምዓኒ ኣሎ ብዝብል ደርፊ ይፍለጥ። እና ዝደራፊ እዙይ ሹሙ መን ይብሃል?

ኣብዚ ሕዚ ሰዓት ደቂ ኣንስትዮ ዝተፈላለዩ ዓይነታት ቁኖ ይቁነና እየን፡፡ ካብዚኣቶም ደቂ ኣንስትዮ ፀጉረን ንምንዋሕ ዝጥቀማሉ ዓይነት ፀጉሪ ኣሎ፡፡ እዚ እንታይ ይባሃል?

አትክልትን አሕምልትን ቆፅሎም ዝብልዑን ፍረ ዝብልዑን ተባሂሎም አብ ክልተ ይምቀሉ:: ካብቶም ፍረኦም ዝብልዑ ሓደ ኣራንሺ እዩ ። ኣራንሺ ብጣዕሚ ጥዑምን ንሰዉነት ጠቃሚን።

ምስሊ ከም ዝራኣየኩም ዘሎ ሓደ ዘመናዊ ህንፃ ኣብ ምስራሕ ትርከብ ዘርኢ ምስሊ እዩ ።እና እቲ ህንፃ ካብ ብዙሓት ነገራት ዝተሰርሐ እዩ ።እቲ እዚ ህንፃ ንምስራሕ ካብ ዘድሊ ነገራት እስቲ ዘርዙሩ ?

ብዙሓት ከባቢታት ዝተፈላለዩ ናይ ወፃእን ናይ ውሽጢ ዓድን ኣከዳድና ንርኢ ኢና፡፡ ካብዚኣቶም እቲ ትሪእይዎ ዘለኹም ዓይነት ኣከዳድና ናይ ኣየናይ እዩ?

ኣብ ከተማታት ዝተፈላልዩ ጸርጋታት ዝተፈላልዩ ማሽናት ናሠርሐ ንርኢ ኢና። ዝዕይነት ጸርጋ ዝተፈላለዩ ስተሽከርከርቲ ቖሊዱ መጕዓዙ እዩ።

ክልጥዕነት መጕዕታት ኣለዉ ሰተንቋዕ ባህላውን ዘበናውን ታብሂሎም ይምቖሉ ዘጐና መቛዕታ ኸዝበሃሉ ሓደ ማኪና እዩ እቲ ማኪና ንወድ ሰቕ ካብ ቦታ ናቦታን መረስን ትቆመሉ ዩ።

ዝተፈላለዩ ዓይነታት ስራሕቲ አለዉ። ካብኣቶም ሓደ ስፌት ክዳን እዩ። ስፌት ክዳን ዘመናዊን ባህላዊን ተባሂሎም ኣብ ክልተ ይምቀሉ። ዘመናዊ ዓይነት ስፌት ክዳን ብማሽን ዝተሓገዘ ብጣዕሚ ፈጣን ዝኮነ እዩ።

ኣብቲ ምስሊ ከም እትሪእዎን ዘለኩም ዝተፈላለየ ሕብሪ ዘለዎን ኣባጊዕ ዘርኢ ምስሊ እዩ። እና እዘን ኣባጊዕ እዚአን ንወዲ ሰብ ታይ ጥቅሚ ኣለወን?

ንጉታት ኣይጦሙን ናይ ሥዕራተን ተዋሂለም ኣብ ከልተ ይኽፈሉ። ያው ጊዜ ሥዕረት ደቂ ሰባት ዘተፈለለዩ በበን ናይ ሥጋ ውጽእትን ናይ እንቋቑሓን ዘብሃሉ ብጥዕሚ ጥዕሙት ምግብታት

ኣብዚ ምስሊ ከም ትሪእይዎ ዓይነት ምግቢ ኮይኖም ዝተፈላለየ ፀብሒ ዝሓዘ ዘርኢ ምስሊ እዩ። እና ካብቶም ዓይነታት ፀብሒ እቲ ፃዕዳ ሕብሪ ዘለዎ ኣብ ማእኸል ዘሎ እንታይ ይበሃል?

ዘምስልትርእዋ ዘለሆም ኣይነት እንሰሳ ወይና ዘለእይ መገላ ኸሊ እሾኹ ኣብ ድኅሪታ ዘለዋ እያ ሰለማ ኣብ ጕድጓት እትነብር እንሰሳ እያ ዝእንሰሳ መን ትበሃል?

ንንሰሳ ናይ ገዛ ናይ ጵራሳንታ ሎ ክተንጎሉ ካብቶም ናይ ገብባ እንሰሳ ካብ ዝብሃሎ ሓንቲ ደርሁ እያ ደርሆ ብጥዕምኒ ጥዑም ዝበሃርስጋ ዘለዋ ዓይናት እንሰሳ እያ።

እዚ ምስሊ ካብ ትሪእይዎ ዘለኹም ሓደ ስፍሕ ዝበለ ቦታ ወይ ድማ ኣብ ማእኸሉ ናይ ወሓዚ ሩባ አብ ምስሊ ዘለዎ ዘርእየና እዩ። እና አብ ከባቢኹም ከምዙይ ዓይነት ቦታ ሪኢኹም ትፈልጡ ዶ?

እታ ሰበይቲ ከም እትሪእዋ ዘለኩም ባህላዊ ቁኖ ተቆኒና ዝተፈላለዩ መጋየፅታት ገየራ ኣላ። እዚ ዓይነት ቁናኖ ኣበይ ከባቢ ይዝውተር?

ኣብርሪ ኃይማናታዊ ጐታሳት ኣተኾምዶ ትፈጡ ብዙኃት ኃይማናታዊ ቕርስታት ኣለዉ ካርዘያቶም እቶም ትርኢቦም ዘለኹን ርእኹሞም ዶ ትፈልጡ።

መድሓኒታት ባህላዉን ዘበናዉን መድሓኒት ተባሂሎም ኣብ ክልተ ይኽፈሉ። እቲ ሓደ ባህላዊ መድሓኒት እዩ። እዚ እትርእይዎ ዘለኹም ሓደ ካፍቶም ባህላዊ መድሓኒት ሓደ እዩ። ሽሙ እንታይ ይብሃል?

ኣብቲ ምስሊ ከም ዝረአየኩም ዘሎ ኣብ ሓደ በሪ ፍሉይ 2ይ ብርኪ ቤት ትምህርቲ ቃላሚኖ ዝብል ፅሑፍ ዘርኢ ምስሊ እዩ፡፡ እና እዚ ፅሑፍ ንምንታይ ይውክለልና?

ኣብቲ ምስሊ ከም እትርእዎ ዘለኹም ሓደ ሓምላዊ ተኽሊ ኣብ እግሩ ድማ ቀይሕ ፍረ ዝውፅአ ዘርኢ ምስሊ እዩ። እና እዚ ዓይነት ተኽሊ እንታይ ይብሃል?

ኣብ ትግራይ ዝተፈላለዩ ዝራእቲ ንምግቢ ከም እንጥቀመሉ ይፍለጥ እዩ:: ካብ እቶም ሓደ ዓልቃይ እዩ። ዓልቃይ ኣብ ማይ ኣዚካ ኣቡቂልካ ክብላዕ ከሎ እንታይ ይበሃል ስሙ?

ብ መንበር ገዛውትና ዝተፈለሉእዩ ናይ ልትሪኽ ንክስ ኣቝሐት እንጥቀሜኢና ክኣቶም ሓደ ሰውከት መዋይድ ምምምላእ እንጥቐመሉ እዩ።

ኣብዚ ስእሊ ከም እትርእይዎ ዘለኹም ኣብ ሓደ ቦታ ዝተፈላለዩ ቅርስታት ዘርኢ መስቀላትን ስእልታትን ዝሓዘ የርእየና ኣሎ። እና ካብዞም ስእልታትን መስቀላትን እትፈልጥዎም ስሞም ጥቐሱ?

እዚ ከም ዝረኣየኩም ዘሎ ኣብ ሓደ ስፈሕ ዝበለ ዕዳጋ ዝተፈላለዩ ናይ ገዛ ኣቁሑ ዝሓዘ ዝሽወጠሉ ኾይኑ ካብዞም ዝሽወጠሉ ንብረታት እዚኣቶም ትፈልጥዎም ዘርዝሩ?

ንመጓዓዝያ ካብ ዝበሃሉ መኪና ሓንቲ እያ፡፡ ንሳቶም ከዓ ካብቶም ንወድ ሰብ ወሃብቲ ግልጋሎት ዝበሃሉ እዮም፡፡ እቲ ትሪእዎ ዘለኹም ዓይነት መኪና ንወድ ሰብ ንምንታይ የገልግል?

እዚ ስእሊ ኸምትሪእዎ ዘለኹም ባንዴራ ዘርኢ ኾይኑ ዓባይ ባንክ ዝብል ናይ እንግሊዝኛ ፅሑፍ ድማ ኣለዎ፡፡ እና እዚ ፅሑፍ እንታይ የመልክተና?

ስፖርት ካብቶም ኣብ ዓለምና ኣለው ካብ ዝብሃሉ ፀወታታት ሓደ እዩ። እዚ ዓይነት ፀወታ ብዙሓት መናእሰይ ጥዕነኦም ንምሕላው ኣካላቶም ንምንጥንኻርን ዝጥቀም ስፖርት እዩ።

ሕጊ ኣክበርቲ ካብ ዝባሃሉ ዝተፈላለዩ ሰባት ኣብ ዝተፈላለዩ ከባቢታት ተወዲቦም ናይ ባዕሎም መለለይ ክዳን ብምክዳን ንሓንቲ ሃገር ሕጊ ዘኽብሩ እዮም።

ማሽናት ዝተፈላለዩ ጥቅምታት ንወዲ ሰብ ብቀሊሉ ይህቡ እዮም። ካብኣቶም ሓደ ትራንስፎርመር እዩ። ትራንስፎርመር ንወዲ ሰብ ሓይሊ መብራህቲ ይህብ።

ማሽናት ደቂ ሰባት ካብ ሓደ ቦታ ናሓደ ቦታ ንምጐዓስ ብቀሊሉ ምጥቕምና ንኣብነት ጕዳኣት ኣካል ባዕሎም ካብቦታ ናቦታ ዘየንቋሠቐሱ ምጐዓዝ ዝጥቀምሎ።

ምስ ርትር እወ ዘብሐ ፍልፃይ ኣብ በሩ ዋብ ከለብ ዝብን ናይ እንዲዜኛ ቃላት ጽሑፍ ዘለዋ ምስሊ የረየምን እና እዝ ዋብ ክለብ ዝብን ናይ እንዲዜኛ ዕርድ እንተይምግተና?

እዚ ትርእይዎ ዘለኹም ናይ መቐለ ዩኒቨርስቲ ዘርኢ ኣርማ እዩ። እና እዚ ኣርማ ኣበይ ይርከብ ይመስለኩም።

ኣብቲ ስእልታት ትሪእዎም ዘለኹም ጥንታውን ታሪካውን ፍርስራስ ገዛ ከምኡውን ሰባት ዘርኢ ምስሊ እዩ። እና እዙይ ጥንታውን ታሪካውን ገዛ ኣበይ ዝርከብ ይመስለኩም?

እዞም ኣብ ምስሊ እትርእይዎ ዘለኩም ናይ መናእሰይ መፃወቲ ሜዳ ዘርኢ ምስሊ እዩ። ንምንታይ ፀወታ ይጥቀሙሉ ይመስለኩም?

እዙይ ኣብ ምሰሊ እትርእይዎ ዘለኩም ባህላዊ መሳርሒ ሙዚቃ ይብሃል። ሽሙ ከዓ እንታይ ይብሃል?

መብዛሕቲኡ ግዜ ኣብ ገዛዉትና ብቴሌቭዥን ዝተሓገዘ ዜናታት ክሐልፍ ንርኢ ኢና። እዚ እትርእይዎ ዘለኹም ዓይነት ዜና እንታይ ዓይነት ዜና እዩ?

ኣብ ኢትዮጵያ ብዙኃት ብስፖርቲ ዝፍለጡ ወርያት ሰባት ኣለዉ ካዋቶም ከዓ ሓደ ብጕያ ዘፍለጥ ውሪ ጐያይ እዩ።

ኣብ ገዛውቲና ዝተፈላለዩ ካብ ሓፂን ዝተሰርሑ ኣቑሑት ንምግቢ መስርሕን ዝተፈላለዩ ስራሕቲ ንጥቀም እና። እዚ ትሪእዎ ዘለኩም ዓይነት ኣቕሓ ንምንታይ ንጥቀመሉ ?

ኣብ ዘተፈላለዩ ወልጋለት ዉሃውቲት ፍካላትር ካብ ዘበሃሉ ሕናእብነት ባንኪ ስተፈላለዩ ዘመናውን ጽብጥዐን ጽቡቓትን ወምበራትን ንጥቕሚኢና ክኣቶም ከዓ ሓደ ኽፍ መበል እዩ።

ኣብቲ ምስሊ ከምትሪእዎ ዘለኹም ሓደ መንእሰይ ኣብ ናይ ሕርሻ ቦታ ብምኳን ኣብቲ ሕርሻ ቦታ ዕሾኽ እናፈሓረ የውፅእ ኣሎ፡፡ እና ዕሾኽ ንምፍሓር ይጥቀመሉ ዘሎ መሳርሒ እንታይ ይበሃል?

አብ ከተማታት ብዙሓት ናይ መናእሰይ መዘናግዒ ቦታ አለው። ካብአቶም ከዓ ሓደ ኮራምብላ፣ ጆተንን ፑልን እዮም። እዚ ትሪእዎ ዘለኹም እንታይ እዩ?

አብዚ ሕዚ እዋን አብ ትግራይ ብዙሕ ህዝብን ብዙሕ ባንዴራን ሒዙ አብ ከተማታት ናተንቀሳቀሰ ንርኢ ኢና። እዚ ዓይነት ምንቅስቃስ እንታይ የመልክት?

አብ ትግራይ ብ1967 ዓ.ም ኣብ በረኻ ደደቢት ወፂኦም ዝተጋደሉ ተጋደልቲ ትፈልጡ ኢኹም፡፡ ካብዚኣቶም እቶም ትሪእዎም ዘለኹም መነመን እዮም?

መገህቕታት ንወዲ ሰብ ዝሰፈላለዩ ጸበቓን ቖንጀናን ይህዉ ካብኣቶም ወዙሕተ ጊዜ ኣውፀጕሪ ኣገፅን ኣሳድን ኣእዝንን ዘእሠሩ እዮም።

ኣብ ገዛውትና ዝተፈላለዩ ዓይነታት ኣቁሑ ንምግቢ መደቀሲ ከመኡ እውን ኮፍ መበሊ ንጥቀም ኢና:: እዞም ትሪኢዎም ዘለኩም ዓይነት ኣቁሑ ንምንታይ ንጥቀመሎም ይመስለኩም?

ካብ ትግራይ ብሉፃት ካብ ዝባሃሉ ደረፍቲ ሓደ እያሱ በርሀ እዩ፡፡ እዚ ባህላዊ መሳርሒ ሙዚቃ ብምጥቃም ሙዚቃ ይሰርሕ፡፡ እቲ ዝጥቀመሉ ዘሎ ባህላዊ መሳርሒ እንታይ ይባሃል?

ኣብቲ ምስሊ ከምእትሪእዎ ዘለኩም ናይ መሸላ ዘርኢ ብዝተፈላለየ ነብሳት እንዳተበልዐ ዘርኢ ምስሊ እዩ። እና እዞም ነብሳት ሽሞም እንታይ ይባሃሉ?

ወዲሰብ ኣብ ጉዕዞ ሂወቱ ዝተፈላለዩ ፀዎታታት ብዓላትን ከክብር ንርኢ ኢና:: ካብኣቶም ሓደ ተኣከቢም ዝገብሮም ፀወታ እዩ፡፡ እዚ ዓይነት ፀወታ እንታይ ይበሃል ?

ከም ዝፍለጥ ኣብ ከባቢታት ምብራቅ ትግራይ ወለድና ካብ ርሑስ ዕንጨይቲ እናንደዳ ዓብይ ነፀላ ብምክዳን ዝዕጠነኦ ዓይነት መድሓኒት እንታይ ይብሃል ?

እዛ እትርእዋ ዘለኹም ዘበናዊት መጓዓዝያ ካብ ዝበሃላ ሓንቲ እያ ።እና ስማ ድማ ኣውሮፕላን ትበሃል። እና እዙይ ዓይነት መጉዓዝያ ብከምይ ከም ዝጉዓዝ ትፈልጡ ዶ?

ዘም ስሰብ ትርኢዎ ዘለኹም ተባዕትዮ ኣብ ክልተ ጕጅሊ ኾይኖም ዂዑሻ ናዝ ተቓሃበሉ ዝጨወትዎ ዓይነት ጨወታ እዩ እና እቲ ሓደ ጉጅለ ናብቲ ሓደ ጕጅለ ንኸይኃልፍ ዝኽልክሎ መስመር ታይ ይበሃል ?

ኣብ ትግራይ ዝተፈላለዩ ምሁራትን ደረስትን ሰባት ከምዘለዉ ይፍለጥ እዩ፡፡ እቲ ትሪእዎ ዘለኹም ሓደ ናይ ቅዱስ ያሬድ ዘርኢ ስእሊ እዩ፡፡ እዚ ኣበይ ከባቢ ይርከብ?

ኣብ ኣክሱም ዩኒቨርስቲ ዝርከብ ናይ ኮምፒተር ላብ እንትከውን እቲ ክፍሊ ብመስርዕ ኮምፒዩተራት ዴል ዝተመልአ ኮይኑ፣ ተማሃሮ ዘፅንዕሉን፣ ስልጠና ዝወስድሉ፣ ፈተና ዝፍተኑሉ ቦታ እዩ።

ደቂ ኣንስትዮ ኣብ ግዜ ኣሸንዳ ዝተፈላለየ መጋየፅታት ከምዝጥቀማ ንርኢ ኢና ።እዚ ትርእይዎ ዘለኩም ዓይነት መጋየፂ ደቂ ኣንስትዯ ኣብ ምንታይ ይጥቀማሉ?

ወዲ ሰት ኣብ ስተፈለልዩ ሠርሕቲ መኸሳተፍ ብስተፈለልዩ ሞተወቅ ይወፁ እዩ እዝ ምተወቀ ብዛዕባ እቲ ሥራሕ ዘገልጽ ዓይነት ጽሑፍ እዩ።

ወዲ ሰብ ኣብ ዝተፈላለዩ መዘናግዒ ቦታታት ጎልጎል፣ ሜዳ፣ ሩባታት እናከደ ይዛናጋዕ እዩ። ካብዚኣቶም እዚ እትሪእዎ ዘለኩም መዛናግዕታት እንታይ ይበሃል?

ኣብዚ ምስሊ ከም እትሪእዎ ዘለኹም ሓደ ናይ ሃይማኖት ኣቦ ዝኾኑ ናብ ሓደ ዓብዪ ገዳም እናኸዱ ዘርእየና ምስሊ እዩ። እና ኣብ ከባቢኹም ከምዚ ዓይነት ገዳም ሪእኹም ትፈልጡ ዶ?

መሠረታዊ ጕድገለት ካብ ዝበሃሉ ሓደ ሕክምና እዩ እዙይ ዓይነት ሕክምና ናይ ባዕሉ ዝኾነ ቀይሕ ናይ መስቀል ኅብሪ ዘለዎ ኣርማ ኣለዋ።

ኣብ ዝተፈላላዩ ቤት ፅሕፈታት ንወድሰብ ዝተፍላላዩ ናይ ፅሕፈት መሳርሒ ንጥቀም ኢና። ካብኣቶም ሓደ ደፍተር፣ ቢሮ እዮም። እቲ ትርእይዎ ዘለኩም እንታይ ዓይነት መሳርሒ እዩ?

ኣብቲ ምስሊ ከምትሪእዋ ዘለኹም ሓንቲ ዓባይ ሰበይቲ ቁናኖ ተቖኒነን ዘርኢ ምስሊ እዩ፡፡ እና እዚ ፀጉረን ፃዕዳ ሕብሪ ሒዙ ኣሎ፡፡ እና እዚ ፃዕዳ ሕብሪ እንታይ ይሕብረልና?

እዚ ምስሊ ከም ትሪኢዎ ዘለኹም ናይ አርቶዶክስ ተዋህዶ ሃይማኖት ክርስትና ዝኾኑ አቦታት ዝተፈላለዩ አልባሳትን ዘስ ብምልባስ መስቀልን ብምሓዝ ዝተፈላለዩ ምንፃፍ ሚሂዞም ዘሪኢ ምስሊ እዩ፡፡ እና እዚ ምስሊ አብ ምንታይ ቦታ ይመስለኩም?

ኣብ እቲ ምስሊ ከም ዝረአየኩም ዘሎ ዝተፈላለዩ መስቀላትን ብማዕተብ ዝተጠቕለለ ምስሊ ዘሪኤና፡፡ እና እዚ መስቀል ንምንታይ ይውክሉ?

ወድሰብ አብ ዕለታዊ ናብርኡ ዝተፈላለዩ ናይ ዕዳጋ ስራሕቲ ዝሰርሕ እዩ። እዚ ትሪእዎ ዘለኩም እንታይ ዓይነት ስራሕ እዩ?

ኣብ ገጠራት ህዝቢ ዝተፈላለዩ ቦታታት ዝተፈላለዩ ዝራእቲ ብምዝራእ እናራብሑ ይርከብ:; ካብቶም ዘረብሑ ዘርእታት እዚ እንታይ ዓይነት ዘርኢ እዩ ?

እዚ ኣብ ምስሊ ዝረአየኩም ዘሎ ሓደ ካብፍቶም ባህላዊ መጋየፂ ዝባሃሉ ኮይኑ እዚ ዓይነት መጋየፂ ሽሙ እንታይ ይባሃል?

ምስሊ ከምተርእይዎ ዘለኹም ብዙኃት መንእሰይ ሓድ ዓይነት ክዳን ተኸዲኖም ፎቶ ከምተሠኣሉ ዘርእይ ምስሊ እዩ እና እቲ ተኸዲኖ እሞ ዘለዉ ኽዳን ንምንተይ የመለኽት?

ኣብዚ ምስሊ ከም እትሪእዎም ዘለኹም ክልተ ቆልዑ ኮፍ ኢለን ንዕዳጋ ዝኸውን ምህርቲ ሒዘን ዘርኢ ምስሊ እዩ። ካበኣቶም ሓደ ደርሆ እዩ። ካብኡ ዝተረፉ ከዓ እስኪ ጥቀሱ?

ክርታዕ ይኒተ ከደንእንተስለዉ ክሰቶም ከዓ ባህላቦን ዘመናቦን ይበሃሉ ዘመናዊ ኣከለድና ክርጥዕሚ ጽቡቕን ምልክዑን ስተፈላለዩ ኅብራዊይ ዘለዎ ዓይነተ አከዳድና እዩ።

ኣብቲ ምስሊ ከም ትርእይዎ ናይ ሓደ ሓምለዋይ ተኽሊ ዘርኢ ምስሊ እዩ። እዚ ተኽሊ መብዛሕትኡ ግዜ ኣብ ገዛውትና እንረኽቦ ተኽሊ እዩ። እና ናይዚ ሽም ተኽሊ እንታይ ይባሃል?

ኣብቲ ምስሊ ከም እትርእይዎ ከምዘለኩም ናይ ቅድስ ያሬድ ቅርፃ-ቅርፂ ዘርኢ ምስሊ እዩ። እና እዙይ ምስሊ ኣበይ ቦታ ዝርከብ ይመስለኩም?

ኣፍቲ ምስሊ ከም እትሪእዎ ዘለኹም ኣብ ሓደ ውሽጢ ሸቐጣሸቐጥ፣ ዕሹግ ምግብታትን መመላኽዕን ዘርኢ ምስሊ እዩ፡፡ እና ስም እዞም ዕሹጋት ምግብታትን መመላኽዕን እንታይ ይበሃል?

ኣብ ቢረሳትታ እዝተፈለለዩ ናይ ጽሕፋት መሣርሒ እንድቀ ሚና ካኣቶም ሓደ ብሮ ርሳስ ደፍር እዮ ብሮን እርሳስም ዝተፈልለዩ ኅብርታት ዘለዎ ነኖባዓሎም ኣይነት ሥራሕ ደማ ኣለው።

ክልተ ዓይነት ተሽከርከርቲ ኣለዉ። ንሳቶም ከዓ ባህላውን ዘመናውን ተባሂሎም ኣብ ክልተ ይኽፈሉ። ዘመናዊ መጓዓዝያታት ዝበሃል ፅርየቶም ዝሓለዉ ኣብ ዝሓፀረ ግዜ ብዙሕ ቦታ ዘጓዓዕዙ ዓይነት መኪና እዮም።

በፍርት ደስተፈለበዩ ዓይነታት መስተ ሽንሪ ኢና ቃኣቶም ከዓ ሓደ ና ኢዩ ቡና ንወዲ ሰብድ ከም መነቓቓሒ ይጥቀምሉ።

ኣብ እቲ ስእሊ ከምትሪእዎ ዘለኹም ኣብ ሓደ ዓብዪ ሆቴል ክልተ ሰባት ኮፍ ኢሎም፣ እታ ጓል ኣነስተይቲ ምግቢ እናቐረበት ዘርኢ ምስሊ እዩ፡፡ እና እቲ ተቕርቦ ዘላ ምግቢ እንታይ ዓይነት ምግቢ ይበሃል?

ኣብ ኢትዮጵያ ብፍላይ ድማ ኣብ ትግራይ ዝተፈላለዩ ናይ ፖለቲካ ምሁራት ሰባት ኣለዉ፡፡ ካብዚኣቶም እቲ ትሪእዎ ዘለኹም ሓደ እዩ፡፡ ስለ እዚ እዚ ሰብኣይ መን ይበሃል?

ኣብቲ ምስሊ ከምትሪእዎ ዘለኹም ሓንቲ ሰበይቲ ቆልዓ ዝሓዘት፣ ሓደ ሰብኣይ ዝደቀሰን ንኽልቴና እባ ተመርዖ ዝብል ፍቕራዊ ልበወለድ ዛንታ ዝብል እቲ ስእሊ ኣብ ምንታይ ዘሎ ይመስለኩም?

ግልጋሎታዊ ትካላት ካብ ዝበሃሉ ሓደ ሕክምና፣ ትምህርቲ ካልኦትን እዮም፡፡ ካብዚአቶም ተምሃሮ ቢሮን ደፍተርን ሒዞም ዝጥቀምሉ ማሕበራዊ ግልጋሎት እንታይ ይበሃል?

ኣብ ገዛወተና ዝተፈላለዩ ምልቁዓትን ዘበናውን ኣቝሕት ኣለዉና ክኣቶም ዓ ሓደ ወምበር ዝወንበርእዙ ተሽከርካሪ ምቾት ዘለዎ እዩ።

ኣብ ትግራይ ኣከባቢ ኣርባዕተ ዝኾና ዩኒቨርስታት ኣለዋ፡፡ ከምትሪእዎ ዘለኹም ራያ ዩኒቨርስቲ ዝብል ኣርማ የርኤና፡፡ እዚ ኣርማ እዚ ኣበይ ከባቢ ይርከብ?

እዚ ምስሊ ከም እትርእይዎ ዘለኹም ናይ ሓደ ተኽሊ ፍረ ተንጠልጢሉ ዘርኢ ምስሊ እዩ። እና እዚ ዓይነት ፍረ ሽሙ እንታይ ይባሃል? እና ንምንታይ ኸ ይጠቕመና?

ኣብቲ ምስሊ ከምቲ ትሪእዎ ዘለኹም ሓንቲ ሰበይቲ ቆልዓ ሓዚላ ዘርኢ ምስሊ እዩ። እና እታ ሰበይቲ ሓዚላቶ ዘላ ቖልዓ እንታያ ይመስለኩም?

መሬት ብቅርፃ ዝተፈላለየ ብተክሊታት ዝተሸፈነ ሜዳ ዝኮነ ናይ ሕርሻ ቦታ ዝሓዘት እያ ።እቲ ትርእዎ ዘለኩም ቦታ ንምንታይ የመልክት ?

እዚ ኣብ ምስሊ ትሪእይዎ ዘለኹም ኣብ ሓደ ዓብይ ከተማ ውሽጢ ንመናእሰይ ኩዕሶ እናተፃወቱ ዝጥቀምሉ ቦታ ዘርኢ ምስሊ እዩ፡፡ እና እዚ ቦታ ስሙ እንታይ ይባሃል?

ኣብዚ ምስሊ ካብ እትርእይዎ ዘለኩም ኣብ ሓደ ዕዳጋ ዝተፈላለዩ ዓይነት እክሊ ንክሽየጡ ተቀሪቦም ኣለው። እና ካብ እዞም እክልታት እትፈልጥዎም ሹሞም እስኪ ጥቀሱ?

ጶሎቲካ ሓንተ ሃገር ምስ ሕዝቢ ተራድዕሉ ኣይነት መሳርሕ እዩ። እዝ ደማ ብዝተፈልለየ ምልክታት ናይ በንዴራ ተራድዕሉ ዓይነት ጶሎቲካ እዩ።

ገዛወትና ኣለዉ ካብዝብሃሉ ምልከዓትን ጽቡቃትን ኣቝሕት ገዛ ሓደ ዉፅኢት ተኸዘኑ እዮም ካብኣቶም ሓደ ጣውላዓራት እዩ።

ኤልክትሮኒክስ ካብ ዓይነት ማሽን ሓደዩ ብዛዕባ ኤንፎርሞሽን ማሽን ንሠራሕትና ብቖሊዱ ንኽሠራሕ ዝገብር ዕንስመሣርሕ እዩ ናብነት መንዳቕ ብቖሊዱ ንምክርፋር ብጠቕመና::

እዚ ምስሊ ከም ዝረኣየኩም ዘሎ ሓምለዋይ ተኽሊን ቀይሕ ዕንበባን ዘለዎ ዘርኢ ምስሊ እዩ። እና እዚ ዓይነት ተኽሊ ኣብ ከባቢኩም ሪኢኹም ዶ ትፈልጡ ?

ኣብቲ ምስሊ ከም እትሪእዎ ዘለኩም እንስሳ ካብ ወዲ ሰብ ርሕቅ ኢሉ ዝነብር ደርሆን ኣዕዋፍን እንዳሃደነ ብምብላዕ ዝፍለጥ እንስሳ እዩ፡፡ እና እዚ እንስሳ ሽሙ እንታይ ይባሃል?

ወዲሰብ ዝተፈላለዩ ባህልን ጥበብን ተጠቂሞም ዝተፈላለዩ ባህሊ የክብር እዩ። ካብኣቶም እቲ ሓደ እዚ ትርእዎ ዘለኹም ዓይነት እንታይ ይባሃል?

አብቲ ምሰሊ ከምእትሪእዎ ዘለኹም ሰለስተ ደቂ አንስትዮ ጀሪካን ሒዘን ማይ እናቀድሓ ዘርኤና ምሰሊ እዩ። እና እቲ ዝቀድሕኦ ዘለዋ ማይ አብ ገዛ ወሲድና ንምንታይ ንጥቀመሉ?

ኣብቲ ምስሊ ከም ትሪእዎ ዘለኹም ዝተፈላለዩ መስተታት ሰብ እንዳሰተየ ዘርኢ ምስሊ እዩ፡፡ እና እዞም ዓይነት መስተ እንታይ ይበሃሉ?

ኦዓለምና ዝተፍረል ሕይማንሳት ኣለዉ ክብኣቶም ከዓ ሓደ ሃይማነት እስልምና ኢዩ እዙ ኣይነት ሕይማነት ብዙሕ ተኸተልቲ ኣለዎ።

ኣብ ገዛውትና ዝተፈላለዩ ኣቑሑት ንሪኢ ኢና። ካብኣቶም ገሊኦም ንመደቀሲ ፣ ንምግቢ መስርሕን ንመስተን ንሪኢ ኢና፡፡ እዚ ትሪእዎ ዘለኹም ንምንታይ ንጥቀመሉ ይመስለኩም?

ወዲ ሰብ ካብ ዝተፈላለዩ ወሓዝቲ ሩባታታት ማይ ብምጥቃም ዝተፈላለዩ መስኖ ከብ ዝስራሕ ንፈልጥ ኢና። ማይ ብምምጣጥ እንጥቀመሉ ዓይነት መሳርሒ እንታይ ይባሃል?

ከምዚ ትሪእዋ ዘለኹም እዛ ዓባይ ሰበይቲ ብዛዕባ ዕቋርን ልቃሕን ዘለዎ ጥቕሚ እናፋለጣ ይርከባ፡፡ እና እዘን ሰበይቲ ኣብ ምንታይ ኾይነን ይራኣያና ኣለዋ?

እዚ ትሪእዎ ዘለኹም ምስሊ ናይ ኣበይ ከባቢ ሃይማኖታዊ ቦታ እዩ? እዚ ቦታ ካብ ከውሒ ዝተፈልፈለ እዩ፡፡ እና እዚ ከውሒ ኣበይን እንታይን ከምዝበሃል ትፈልጡ ዶ?

ኣብ ሓደ እንዳ ቤት ምግብን መስተን ዝተፈላለዩ ፅሬቶም ዝሓለዉ ወንበራትን ጣውላታትን ኣለው። ኣብዚ እንዳ ምግቢ እንታይ ዓይነት ምግብታት ከም ዝሽየጡ ሪኢኹም ትፈልጡ ዶ ?

እዚ ምስሊ ከም ዝረእየኩም ዘሎ ናይ ገዛ ንብረት አቁሑ እዩ፡፡ ሶፋ ብረድስቲ እና ምድጃ እኒሄ። እዛ ብረድስቲ እዚአ ምድጃ ተሰክቲታ ዘላ ንምንታይ ትጥቅመና ይመስለኩም?

ኣብቲ ምስሊ ከምትሪእዎ ዘለኹም ዝተፈላለዩ ካብ ሓፂን ዝተሰርሑ ናውቲ ገዛ ዘርኢ ምስሊ እዩ፡፡ እና ካብ እዞም ትሪእዎም ዘለኹም ናውቲ ገዛ ሽሞም እስኪ ጥቐሱ?

ቡዝሓት ሰባት ሓቢሮም ዝተፈላላዩ ክብረ በዓላት ፖለቲካታት ምንቅስቃስ የርእዩ እዮም ። እዚ ትርእዎ ዘለኹም ዓይነት ኣከባብራ እንታይ ዓይነት ይመስለኩም ?

ኣብቲ ምስሊ ከምትሪእዎ ዘለኹም ሓደ ዓብዪ ብእምኒ ዝተነደቐ ማይ መጠራቐሚ ቦታ እና ሰብ እናቐድሐ ዘርኢ ምስሊ እዩ፡፡ እና እዚ ዓይነቱ ማያዊ ኣካል እንታይ ይበሃል?

ኣርዋዓት ዓነታት ጐጅለ ምጉታት ኣለዉ ክኣቶም ሓደ ሓነፅትን ጸግንትን ምጉታት እየ ናብመት ሥጋ እዩ ሥጋ እዙይ ጥዑምን ንሠዉነትና ሓናፅንዘኾነ እዩ።

አብ ትግራይ ዝተፈላለዩ ትካላት አለው፡፡ ካብዚአቶም እቲ ሓደ ማሕበር ደቂ አንስትዮ ትግራይ ዝብል አርማ የርእየና አሎ፡፡ እዚ አርማ እዚ እንታይ ይውክል?

ኣብ ብዙሓት ሃይማኖታዊ ቦታታት ዝ/ዩ ባሀላውን ታሪካውን መጋየፅታት ንርኢ ኢና። እዞም መጋየፅታት እዚኦም እንታይ ይበሃሉ?

አብቲ ምሰሊ ከም እትሪእይዎ ዘለኹም ናይ ሓደ ሓምላዋይ ተኽሊ ዕምበባ ዘውፅአ ዘርኢ ምስሊ እዩ፡፡ እና እዚ ዓይነት ተኽሊ እንታይ ይበሃል፡፡

ብዙሓት ከባቢታት ብሓምለዋይ ተኽሊ ዝተሸፈነ ኣብ ውሽጦም ድማ ናይ ወድሰብ ኮፍ መበሊ ወንበር ዘለዎ ንርኢ ኢና፡፡ እዞም ቦታታት እዚኦም እንዳ ምንታይ ይመስለኩም?

እቲ ምስሊ ከም ትእሪእይዎ ዘለኩም ሓደ ዓብይ ህንፃ ቤት መስተ ድራፍት አማኑኤል ዝብል ፅሑፍ ዘለዎ ዘርኢ ምስሊ እንትኾን እቲ ገዛ ንምንታይ ዝጥቀምሉ ይመስለኩም?

ናይ ገዛ አቑሑ ዝበሃሉ አብ ገዛውቲና ንምግቢ፣ ንመስተ፣ ንመደቀሲ ዝተፈላለዩ ስራሕቲ ንጥቀመሉ እዩ፡፡ ካብዚአቶም እቲ ትሪእዎ ዘለኹም ናይ ገዛ አቑሑ ንምንታይ ንጥቀመሉ?

ወድ ሰብ ባህሉ ንምግላፅ ዝተፈላለዩ ባህላዊ መሳርሕታት ሙዚቃ ዝጥቀም እዩ። እዚ ትሪእዎ ዘለኩም ዓይነት መሳርሒ ሙዚቃ እንታይ ይበሃል ?

እቲ ምስሊ ከም ዝረኣየኩም ዘሎ ዘመናዊት መጓዓዝያ ናይ ሰብ ዘርኢ ምስሊ እያ። እዛ ዘመናዊት መጓዓዝያ መኪና ትባሃል። እዛ መኪና ፍሉይ ሽማ እንታይ ትባሃል?

ኣብ ከተማ ኣኽሱም ዝተፈላለዩ ካብ ፅቡቓትን ታሪካውን ዝኾኑ ኣእማን ዝተሰርሑ ምልኩዓት ገዛዉቲ ኣለዉ። እቲ ትርእይዎ ዘለኹም ዓይነት ገዛ ብኸባቢኩም እንታይ ይብሃል?

ወዲ ሰብ ዝተፈላለዩ ባህላውን ዘበናውን መድሓኒታት ይጥቀም እዩ ፡፡ካብቶም ባህላዊ መድሓኒታት ዝብሃል ሓደ ቆልቋል እዩ፡፡ እዚ ቆልቋል ንምንታይ መድሓኒት ንጥቀመሉ መስለኩም ?

ቀደም ሓደ ሰብ ብዓል ስልጣን እንተኾይኑ ዝተፈለየ ማዕርግ ክዳንን ይኽደን ነይሩ፡፡ ምስ ብዙሓት ሰባት ተዓጂቡ ይኸይድ ነይሩ፡፡ እቲ ዝወሃቦ ማዕርግ እንታይ ይበሃል?

ኣብ ከዛወትና ዝተፈላንዮ ንመዋይድ ንቆምጵተር ንምድጫ ሻርዝ ንገብሪ ኢና እዝም ነገራስእዚዮም ሻርዝ ምገርጥ መና ሻርገር ይበሃል::

እዚ ስእሊ ከምትሪእዎ ዘለኹም ኣብ መተኣኻኸቢ ሓደ ዓብዪ ኣዳራሽ ብዝሕ ዝበሉ ሰባት ደቂ ተባዕትዮ ተኣኪቦም እና ኣብ ቅድሚቶም ናይ ኮምፒተር ምስሊ ዘርኤና ኣሎ። እና እዞም ሰባት ንምንታይ ተኣኪቦም ይመስለኩም?

እዞም ኣብ ምስሊ ኣትሪእዎም ዘለኹም ዓይነት እንስሳ ምስ ወዲ ሰብ ሓቢሮም ዝነብሩ ዓይነት እንስሳ እዮም። እዞም ዓይነት እንስሳ እዚኦም ሽሞም መን ይብሃሉ?

እቶም ኣብ ምስሊ ትሪእዎም ዘለኹም ዘመናዊ መጋየፅታት ዘርኢ ምስሊ እዩ። እዚ ድማ መብዛሕቲኡ ግዜ ደቂ ኣንስትዮ ዝጥቀማሉ ዓይነት መጋየፂ እዩ። እና እዚ መጋየፂ እዚ እንታይ ይበሃል?

ተኽልታት ብስርዓተ ምርባሕ ኣብ ክልተ ይምቀሉ፡፡ ንሳቶም ከዓ ብዕንበባ ዝራብሑን ብስሮም ዝራሕብሑን እዮም፡፡ እዚ እትሪእዎ ዘለኹም ብስሮም ካብ ዝራብሑ ሓደ እዩ፡፡ እዚ ዓይነታ ተኽሊ እንታይ ይባሃል?

ምስተታት ኣርከላውን ብሱዱሳትን መሥተታት ተዋዒለ ማከልተም ይቐሩሩ ካኣቶም ልሱድሳት ካብ ዘብሃሉ መስተታት ሓደ ማይእዩ ማይ ንወድድድ ሰብ ብጥዓሚሙል ኣድላይ ዓይነት መስተ እዩ።

ወድሰብ ኣብ መሓራዊ ናብርኡ ዝተፈላ ለቢ እንሰሳታት ናራባኁ ይነብር ኣብቱ ኸይ ድዙይ ኣንኣሽተይ ዘበሃላ እንሰሳታት ኣብ ገዛ ኽዓባ ይገብር።

ሠርታዊ ልምዓት ካብዝበሃሉ ሓደ ሠርሕቲ ሕንፃ ጽርጋን እዮ። ሠራሕቲ ጽርጋ ብዝተፈላለዩ ናይ መኪና ሓገስ ዘጌይሩ ይሥራሕ ።

ኣብቲ ምስሊ ከም ዘረለቶም ዘለ ኣብ ሓደ ሰፊሕ ናይሕረስሻ ቦሳን ሓንቲ ዘመናዊት ይት ሓራስት መኪና እተሓረሰት ዘር ምስኪ እዩ እና እዘዘዛ ዘመናዊት ሓረስት መኪና ሹማንታ ይትብሐ።

ኣትክልትን ኣሕምልትን ካብቶም ንወድሰብ ጠቐምቲ ዝብሃሉ ሓደ እዩ። ንምግብነት ድማ የግልግሉ። ካብዚኣቶም ፍረ ብምዉፃእ ዘገልግሉ ኣለዉ። እቲ እትርእይዎ ዘለኹም ዓይነት ፍረ እንታይ ይብሃል?

እዚ ምስሊ ከምቲ ትሪእዎ ዘለኹም ዘመናዊ ክዳን መርዓትን መርዓውን ዝኽደንዎ ዓይነት ክዳን እዩ። እና እዚ ዓይነት ክዳን...

መጽሓፍን ጋዚጣን ንወዲ ሰብ ብዙኅ ፍልጠሰን ዙሁቡ ከም መዛናጋዒ ዘጥቀመሉ እዮም። እዚይዮም ብዙኅ ጽሑፍ ዘለዎም ብዙኅ ፍልጠስ ዘለዎም ንወዲ ሰብ ከዓ ዝህቡ እዮም።

እቲ ምስሊ ከምትሪእዎ ዝተፈላለየ ናይ መስመስር ዝተተኸለ ተኽሊ ሓንቲ ሰበይቲ ድማ እናኾስኮሰት ዘርኢ ምስሊ እዩ፡፡ እና እዚ ዓይነት ተኽሊ እንታይ ይባሃል?

ኣብቲ ምስሊ ከምትሪእይዎ ዝተፈላለዩ መጋየፂታት ዝሓዘ ክሪ ማዕተብ ዘርኢ ምስሊ እዩ። እና እዚ ዓይነት መጋየፂታት ኣብ ምንታይ ዝእሰሩ እዮም?

ኣገዛዊትና ንመጋይፂ ይጥቀመሉ ኣይነት ኣቕሑ ኣለዉ ካኣቶም ከዓ ሓደ ጐፍላ እዩ እዝጐፍላ እዙይ ካብ ስተፋልለዩ ኣይነታት ኅብሪ ሠሠርሐ እዩ።

ዘበናዊ መጕዓጃ ናይ ሰብን ናይ ምብረትን መጕዓዚት ሂበ ይኽፈሉ ካብኣቶም ሓንቲ መሃንድራ ናይ ዕቝሐትን መጕዓዚ እያ።

ዝተፈላለዩ ህንፃታት ካብ ዝተፈላለየ ታሪካዊ ሙልካዓት ኣእማን ዝተሃነፀ ንሪኢ ኢና። እዚ እትሪኢዎ ዘለኹም ዓይነት ህንፃ ኣበይ ከባቢ ይርከብ?

ኣብ ስተፈለለዩ መንግሥታዉን ብርቃዉን ትካናት እስተፈለለዩ ጽሑፋት ብዛዕባት ትካል ዘሪብ ነርይና እዝ ኸዓ ኣርማይበህል።

ኣብ ከባቢና ብዙሓት ተኽልታት ፍረ ብምውፃእ ንወዲ ሰብ ብምግብነት ዘገልግሉ ኣለዉ እዮም፡፡ ካብዚኣቶም እቲ ትሪእዎ ዘለኹም ዓይነት ተኽሊ እንታይ ይበሃል?

ደቂ ኣንስትዮ ንፅባቐ ሰውነት ክብላ ዝተፈላለየ ናይ ቆርበት መጋየፂታት ይጥቀማ እየን፡፡ ካብዚኣቶም ካብቶም ትሪእዎም ዘለኹም ትፈልጥዎም ኣለው ዶ?

ኣብ ገዛውትና ውሽጢ ንፍጣሪ ምስገና ተበሂሉ ናይ እዝገብሄር ስእልታት ዝልጠፍ እዩ። እቲ ትርእዎ ዘለኹም ስእሊ ናይ መን ስእሊ እዩ?

እቲ ምስሊ ከም እትርእይዎ ዘለኹም ኣብ ዓብይ ህንፃ ፀሓይ ባንክ ስራሕ ጀሚርና ዝበል ፅሑፍ ዘርእየና ምስሊ እዩ። እና እዚ ህንፃ ንምንታይ ሰራሕ ከም እንጥቀመሉ ይሕብረና።

ኣብቲ ምስሊ ከም ትርእዎ ዘለኹም ኣብ ሐደ ቦታ ጥንታውን ዝተፈራረሰን መንደቅን ዘርኢ ምስሊ እዩ እና እዚ ቦታ ኣበይ ከባቢ ይመስለኩም?

ኣብቲ ምስሊ ከም እትርእይዎ ዘለኹም ባህላዊ መሳርሕታት ዝተፈላለየ መመላኽዒ ተመላኺዑ ዝተሰርሐ እንትኸዉን ኣብ ገዛዉትና ንምንታይ መሳርሒ ንጥቀመሎም?

እቲ ዝርአየኩም ዘሎ ዓብዪ ገዛ ኣብ በሩ ናይ ምግብታት ስእልታት ተለጢፍዎ ዘርኢ ምስሊ እዩ፡፡ እና እቲ ገዛ እንዳ ምንታይ እዩ?

እዚ ምስሊ ከም ዝረኣየኩም ዘሎ ብዙሐት ሰባት ብዝተፈላለዩ ባህላዊ ኣከዳድና ብምኽዳን በትሪ ብምሓዝ ዘሪኢ ዘሎ ሳዕስዒት እዩ። እዙይ ዓይነት ሳዕስዒት እናተሳዕሳዕካ ዝኽበር ባዓል መዓዝ እዩ?

ሰብ ኣብ ስተፈናለዩ ሠራሕተ ምንክንቀሳቐስ ንርየና ካኣቶም ከዓ ሓደ ምርባሕደርሁ እዩ እዙ ብጥዓሚ ውፅኢታዊ ዓይነት ሠራሕ እዩ።

ኣብቲ ምስሊ ከምትሪእይዎም ዘለኹም ኣብ ሓደ ቦታ ዝተፈላለዩ ተኽልታት ዘርኢ ምስሊ እዩ፡፡ እቶም ተኽልታት እቲ ሓደ ቅንጭብ ይባሃል፡፡ እና ካብቶም ዝተረፉ ትፈልጥዎም እስኪ ጥቐሱ፡፡

ኣብ ከተማታት ኣብ ወሰን ፅርግያ፣ ቡዙሓት፣ መዓት ተክልታት፣ ፅሬቶም ዝሓለዉ ፅላላት ንርኢ ኢና፡፡ እዚ ቦታ ንምንታይ የምልክት?

መሠራታ ልምዓት ንዕሉ የተሓንታ ሃገር ወሰንተ ኻብ ዝብሃሉ ሠራሕተይ ሓደ እዩ ናብነት ጸርግያ እዩ እዙይ ዓይነት ጽርግያ ንመኪና ተሽከርከርቲ ዝጠቅም ዓይነት ጽርግያ እዩ።

ኣብቲ ምስሊ ከም እትሪእዎ ዘለኹም ካብቶም ዘመናዊ መሳርሒ ሙዚቃ ዝበሃሉ ሓደ እዩ፡፡ እና ናይዚ ዘመናዊ መሳርሒ ሙዚቃ ስም እንታይ ይበሃል?